ኢትዮ ቴሌኮም ካብቶም መሰረታዊ ግለጋሎት ማሕበረሰብ ዝህቡ ዓይነታት መንግስታዊ ፅሕፍት ቤት ሓደ እዩ፡፡ ኢትዮ ቴሌኮም አብ ሃገርና ኽንደየናይ ዝአክል ማሕበረሰብ እናገልገለ ይርከብ?

አብ መዋእለ ህፃናት ዝተፈላለዩ ዓይነት ጨወታታት ይጫወቱ እዮም፡፡ እዞም ህፃናት እዚኦም አብ ትርፊ ግዚኦም ዝጫወትዎም ጨዋታ እዩ፡፡ እዚ ዓይነት ጨወታ እንታይ እናተብሃለ ይፅዋዕ?

ንጉሰ ኣባዲ ካብ ዝሰርሖም ስራሕቲ ሓደ ሁራ ሰለስተ ኮይኑ ሁራ ሰለስተ ከም ሙዚቃ ንማሕበረሰብ ናይ ሓደ ከባቢ ዝገልፅ እዩ፡፡ እዚ ሁራ ሰለስተ እናተባህለ ዝፅዋዕ ሙዚቃ ኣበየናይ ከባቢ ይጭወት?